ሓንቲ ጓል ኣነስተይቲ ኣብ ክሳዳ ብፀሊም ክሪ ወይ ሃሪ ጉባጉብ ወርቂ ኣብ ክሳዳ ኣሲራ ትረአ፣ ውቁብ ባህላዊ ክዳን ውን ተኸዲና እኒሄቶ፡፡ እዚ ባህላዊ ክዳንን ወርቅን ብሰፊሑ ኣበየናይ ክልል ይዝውተር?

እዚ ናይ ፖሎቲካ ተንታኒ ጃዋር አሕመድ ኮይኑ ኣብ ቴለቪዥን ወይ ኣብ መራኸቢ ብዙሓን ቃለ መጠይቕ ኪግበረሉ ኸሎ ኮይኑ ።ኣብ ቅድሚ እቲ ሕብራዊ ሎጎ ዘለዎ ማይክሮፎን ኮፍ ኢሉ ኣሎ።

ኣብ ደረቕን ሑጻን መሬት ግራት ይርአ። ሓደ ሰብኣይ ክልተ ከብቲ ሒዙ ነቲ ግራት ክሓርስ ይርአ። እቲ ሜዳ ኣብ ኣኽራን ዝበዝሖ ከባቢ ኮይኑ፡ንኣሽቱ ኣግራብን ብድሕሪት ሰንሰለት ኣኽራንን ይርአ። ሰማይ ንጹር እዩ፣ እቲ ከባቢ ድማ ብተፈጥሮኡ ደረቕን ሑጻን እዩ።

መረብኡ ማተኔላ ዝተነፀፈ ንፁህ ቪላ ገዛ ይርአ ኣሎ፡፡ ቪላ ገዛ ንምንባር ምቹው እዩ፡፡ ንሳኻትኩም ከ ኣብ ቪላ ምንባር ዶ ትፈትዉስ ኣብ ፎቕ?

ጋባን ዝገበረ መምህር ኣብ ከይዲ ምምሃር ይርአ ኣሎ፡፡ እቶም ተመሃሮ ዩኒፎርም የብሎምን፡፡ ብዕድመ እውን ተረርቲ እዮም፡፡ ስለዚ እቶም ተመሃሮ ናይ ምንታይ ደረጃ ተመሃሮ ይመስሉ?

ብሕማቕ ኩነታት ኣብ ብርኮም ተጨቢጦም ኣብ ሓደ ከባቢ ኮፍ ዝበሉ ኣዝዮም ብዙሓት መናእሰይ ይርአዩ ኣለዉ፡፡ እዞም መናእሰይ ዘይሕዊ ስደተኛታት ዶ ይኾኑ?

እዚ ሓደ ሙዚቀኛ ማሲንኮ ዝብሃል ባህላዊ ናይ ኢትዮጵያ ሙዚቃ መሳርሒ ኺጻወት ከሎ የርኢ። እቲ መሳርሒ መብዛሕትኡ ግዜ ብዕንጨይቲ እዩ ዝስራሕ ኣልማዝ ዝመስል ሳፅን ድማ ብቆርበት እንስሳታት እተሸፈነ እዩ።

ኣብ ኢትዮጵያ ክልል ኦሮሚያ ድራርቱ ቱሉ ናይ ስፖርት መሰልጠንን ምርምርን ኢንስቲትዩት ብኣይተ ሽመልስ ኣብዲሳን እንትምረቅ ባህላዊ ናይ ኦሮሞ ክዳን ዝተከደናን ድራርቱ ቱሉ ኣብ ጎኑ ደው ኢለን ኣለዋ።

ኣብ ሓደ ጎደና ከተማ ዝርከብ መእተዊ ሓደ መሳለጥያ ዓቢ ኣፍደገ ይሕብር፤ ብሰማያዊ ሕብሪ ዝተቐብአ ክቢ ማዕጾ። ብቕድሚት ኣብ ጽርግያ ሰማያውን ባጃጅ ደው ኢለን ኣለዋ፤ ብጎኒ ብጫ ህንጻ ይረአ፡ ብድሕሪት ድማ ኣግራብ ይረአ ኣሎ።

ኣብዚ ሕዚ እዋን ናይ ኣሸንዳ በዓል ኣብ ዝኽበረሉ ኣንስትዮ ደቂ ኣሸንዳ ነቲ በዓል ንምፍላጥ ዝሕረያሉ መድረክ እዩ። ኣብ ሎሚ ዓመት ማለት 2017 ዓ/ም ካብ ቀዳማይ ዝወፀት መን ከም ዝኾነት ትፈልጡ ዶ?

ኣብዚ ሓንቲ ላሕሚ ኣብ ድሕሪት እቲ መጓሰ ደው ኢላ ትርአ። እታ ላም ክትሽነን ትረአ እሞ ሓንቲ ኢድ ነዚ ፈሳሲ ኣብ ኩባያ ክትእክቦ ትርአ ኣላ።

ረግረግ ዝመልኦን ዝፈልሐን ፈሳሲ ምናለባት ስዋ ወይ ኣባዓኸ ናብ ሰማያዊ ቐላይ ብዓመጽ ክውሕዝ ይርአ። ሓፊስ/ረጒድን ጻዕዳን ረግረግ ዝመስል ፈሳሲ ብቢጅ ቱቦ ኣቢሉ ናብ ሓደ ዓቢይ ሰማያዊ ፑል ይውሕዝ ኣሎ።

እዚ ነዊሕ ብራከ ዘለዎ ብኣትክልቲ ዘይለምዐን ዝጨርገፈን ብዙሓት ኣእማን ዘለዉዎ ዘይለምዐ ግድሚ እዩ፡፡ ብራኪኡ ብሳይነሳዊ መዐቀኒ እንትዕቀን ክንደይ ሜትር እዩ?

ኣብ ናይ ሃረር መእተዊ በሪ ሓንቲ ናይ ሃረሪ ሰብ ካብ ዜብራ መስመር ወፃኢ ፅርጊያ ቆሪፃ እንትትሰግር ትርአ ኣላ፡፡ እዛ ሰብ ናይ ትራፊክ ሕጊ ትጥሕስ ዘላ ስለምንታይ እዩ?

ካብ ሸኽላ ዝተሰርሑ ጀበናታትን ምድጃታትን ኣብ ሓሰር ተቐሚጦም ይርአዩ ኣለዉ፡፡ እዞም ናይ ሸኽላ ዓይነታት ንምንታይ እዮም ኣብ ሓሰር ክቕመጡ ኣድልዩ ይመስለኩም?

ኣብዚ ክልተ ብዕራይ ኣብ ዕንጨይቲ ተኣሲረን ነቲ መሬት ክሓርሳ ይርኣያ። ሓደ ሓረስታይ ብድሕሪኦም ደው ኢሉ ነቲ መርበብ ይመርሖ ኣሎ። እቲ መሬት ተዳልዩ ንስራሕ ድሉው ኮይኑ ይረአ። እተን ኣብዚ ዝረኣዩ ዘለው ኣብዑር እንታይ ይገብሩ ኣለው?

ኣብ ቦርሳ ዝርከብ ዓይነት ስገም ሉል ስገም ይበሃል። እዚ ነቲ ደጋዊ ንጣብ ናይቲ ስገም ብምእላይ፡ ልስሉስን ቀልጢፉ ዚብሰልን ብምግባር እዩ ዚዳሎ። ብተለምዶ ኣብ ምንታይ መግብታት እዮም ዝጥቀሙ?

ኣብ ኣክሱም ካብ ዝርከቡ ቅርስታትን ሓወልትታትን ሓደ ኣብ ዝተፈላለዩ ኣዕማን ዝተፅሓፉ ፅሑፋትን ብዝተፈላለዩ ቋንቋታት ከም ኣብነት ብቋንቋ ሳባዊ ብበዝሒ ተፃሒፎም ይርከቡ ።

ቅድሚት ናይቲ "ፍቅሬ ኩንስፓኛ ባርን ቤት ምግብን" ዝበሃል ትካል ተራእዩ ኣሎ። እቲ ህንፃ ዘመናዊ ዲዛይን ዘለዎ፤ ዝተፈላለዩ ንኣሽቱ ተኽልታት ኣብ ድስቲ ፤ ከምኡ’ውን ብሩር ሕብሪ ዘለዋ መኪና ደው ኢላ ኣላ። ብኸመይ ዓይነት ምግቡ ይፍለ?

ኣብዚ ሕዚ እዋን ኣብ ሃገርና ኢትዮጵያ ካብ ዝርከቡ ጎየይቲ መናእሰያት ተስፋ ናይዚ ዓዲ ዝተውሃቦምን ጎያያይ እቲ ሓደ ኣቤ ጋሻው እዩ።

እዚ ሓደ ካብቶም ቤተእምነታት ቤተክርስትያን እንትከውን ኣብኢ ድማ ክልተ ሰብ ጠጠው ኢሎም ፀለቶም እንዳብፅሑ ንርኢ ኣና። እዚ ቤተክርስትያን እዚ እምንታይ ቤተክርስትያን ይበሃል?

ብርቕሪቕ ዝብል ነገር ዝተለበጠ ስፒል ዝበሃል ኮዮ ጫማ ይርአ ኣሎ፡፡ እዚ ጫማ ደቂ ኣንስትዮ ብምኽንያት ንምርጋፅ ዘፅግም ዲዛይኑ ሓደጋ ከስዕብ ከምዝኽእል ትፈልጡ ዶ?

እዚ ምስሊ ንቆርበት ገጽ ዝኸውን ምድላውን ኣጠቓቕማን ማስክ ተርሚክ ዘርኢ እዩ። ተርሚክ ንሕክምና ቆርበት ዝህቦ ቀንዲ ረብሓታት እንታይ እዮም ኢልኩ ትኣምኑ?

ዝተፈላለዩ ዓይነታት ምግብታት ብጣዕሙ ጥዑም ዝኮነ ምግቢ ዝርከበሉ ቦታ እዩ ። ብኢንግልዘኛ እና ብኣማርና ዝተፅሓፈ ሽሙ እንታይ ይብል ኣሎ ?

ወልዋሎ 99 ዝብል ፅሑፍ ብ ፀሊም ሕብሪ ኣብ ብጫ ባንዴራ ተፃሒፉ ኣሎ ። ድሕረ ባይትኡ ድም ሰማያዊ እዩ ። ናይ መን ጋንታ እዩ ?

ዝተፈላለዩ ፍራምረ በቢናቶም ተደሪዲሮም ዝሽየጠሉ ቦታ እንትከውን፣ ከም ኣናናስን ኣራንሽን፣ ማንጎን ካልኦት ንደቂ ሰባት ህፃውንቲን ዓበይትን ዝጥቀሙሉ ዓይነት ፍራምረ እዩ።

እዚ ዓብዪ መንበሪ ቤት ወይ ቪላ እዩ:: ምናልባት ከም ብዙሓት ስድራ ቤታት ወይ ከኣ ከም ንእሽቶ ኣፓርታማ እተነድፈ ኪኸውን ይኽእል እዩ። ብሓፈሻ ኺርአ ኸሎ ብዙሕ ደብሪ ዘለዎ መንበሪ ምናልባት ቪላ ወይ ኣፓርታማ ዝመስል ገዛ እዩ ።

እዚ መብዛሕትኡ ግዜ ሞጎጎ ተባሂሉ ዝጽዋዕ ባህላዊ ምድጃ ካይላ ኢትዮጵያ የርኢ። ብቐንዱ ኣብ ገጠራት ኢንጀራ ንምስንካት የገልግል። እታ ሰበይቲ ነቲ ሃልሃልታ ንምቅፃል ናብ ክፍሊ ሓዊ ትነፍሕ ኣላ።

ብፍሉይ መልክዕ ዝተደርደሩ ፍረ ምረታት ይርአዩ ኣለዉ፡፡ እዞም ፍረምረታት ብኸምዚ ዓይነት ሰሓቢ ኩነታት ምድርዳሮም ናይ ዕዳጋ መስሕብ ኮይኖም ከገልግሉ ይኽእሉ ዶ?

ሓደ ኣስፋልት ኣብ ምፅጋን ዝሰርሓ ማሽነሪታት ህንፀት ኣስፋልት እንትከውን፣ ንኣስፋልት ወይ ሓመድ ዝጸቕጡን ዘለስልስን ከበድቲ ሲሊንደራዊ ክቢን ውዑይ ናይ ኣስፋልት ምትሕውዋስ ሒዙ ናብቲ ፓቨር የፍስሶ።

እዚ ከባቢ ብዘደንቕ ተፈጥሮኣዊ ትርኢትን ፍሉያት ኣብ ከውሒ ዝተቐርጹ ኣብያተ ክርስትያናትን ዝፍለጥን ዝረአየሉ እዩ። እዘን ጎቦታት ዘለዋ ገዛ ትኽክለኛ ስም እንታይ ይኾና?

ናይ ከንፈር ቀለም ዘለዎ ቅብኣት ኣብ ፃዕዳ ፕላስቲክ ተዕሺጉ ን ተንጠልጢሉ ይርከብ ። ዋጋ ናይቲ ቅብኣት ክንደይ ቅርሺ ይከውን ?

ካብ ባህላዊ ኣክዳድናታት ራያ ሓደ እንትኸውን እቶም ደቂ ተባዕትዮን ኩታ ተኸዲኖም በትሪ እንትሕዙ እተን ደቂ ኣንስትዮን ድማ በፌ ጥልፊ ተኸዲነን ናይ ጠስሚ መትሓዚ ሒዘን ብዝተፈላለዩ መጋየፅታትን ተመላኺዓ ትረኣ ኣላ።

ምስ ስደተኛታት ዝተኣሳሰር ዜናዊ ጸብጻብ የርኢ። እቲ ጸብጻብ ምስቲ ኣብቲ ምስሊ ዘሎ ሰብ ዝተገብረ ቃለ መሕትት ከጠቓልል ይኽእል። ኣብ እዋን ወፍሪ ምትግባር ኢሚግሬሽን ኣሜሪካ ስደተኛታት እንታይ መሰላት ኣለዎም?

ፕሮፌስረ ብርሃነ ነጋ ናይ ኢትዮጵያ ትምህርቲ ሚንስቲር እዮ። ፕሮፌሰር ብርሃኑ ነጋ ሚንስተር ካብ ዝከውን ግን ብዙሓት ተምሃሮ ይወድቁ ኣለው ። ኣብዚ ሕዚ እዋን ግን ፅሬት ትምህርቲ ከመይ ትርኢዎ ?

እዚ ኣብ ቅድሚት ናይ መንበሪ ወይ ናይ መዕረፊ ኣጋይሽ ህንጻ ኮይኑ እቲ ህንጻ ብሓጺን ዝተሰርሐ ብዙሕ ማዕፆን መሳዅትን ኣለዎ እዚ ኸኣ ምናልባት መዕረፊ ኣጋይሽ ክራይ ክፍልታት ወይ ንእሽቶ ሆቴል ኪኸውን ይኽእል እዩ።

ኣብዚ መካይን ኣብ ወሰን ጽርግያ ብመስርዕ ደው ኢለን ይረኣያ። እታ ቀዳመይቲ መኪና ጻዕዳ ኮይና ኣብ ትሕቲ ሽፋን እታ መኪና ዝተሸፈነ ስፔር ጎማ ኣለዋ። ብየማናይ ሸነኽ መንገዲ ኣብ ውሽጢ ዝተፈላለዩ ድኳናትን ዝተፈላለዩ ኣቑሑትን ይረኣዩ። በዚ መንገዲ ምጉዓዝ ትፈቱ ዶ?

እቶም ሓደ ርእሶም ዘይርአ እቶም ሓደ ዳርጋ ሙሉእ ኣካሎም ዝር ክልተ አቅሽቲ ሓንቲ ኣዶ ቆልዓ ሰበይቲ ማማይ እንዳአጠበወት ግን ድማ እቲ ቦታ ቤተክስርትያን ድዩ?

ኣብ ክሳድ ዝእሰር ብመቑፀርያ ዝመስሉ ክበባትን ብዓብዪ ተንጠልጣሊ ክበብን ዝወቀበ መጋየፂ ይርአ ኣሎ፡፡ እዚ መጋየፂ ግን ኣብ ከባብና ልሙድ ኣይኮነን፡፡

እዚ ንኤፍኤስ ዎርልድ ቴኳንዶ ስልጠና ክለብ ዘወዓውዕ ምልክት ወይ ባነር እዩ። እቲ ባነር ኣብ ዝተፈላለየ ምድላዋት ናይ ቴኳንዶ ናይ ውግእ ማርሻ ዝለበሱ ሰባት ዘርኢ ኮይኑ፡ ብዛዕባ እታ ክለብ ዝርዝር ሓበሬታ ብቋንቋ ኣምሓርኛን እንግሊዝኛን ተጻሒፉ ኣሎ።

ኣብ ትካላት ናይ ተገልጋላይ ሪኢቶ መውሃቢ ፎርሚ ዝብል ኮይኑ፣ ተገልጋላይ ዝኮነ ዓይነት ቅሬታ እንተፂሒፉ እቲ ትካል ገምጊሙ ምምሕያሽ ክገብር ይክእል እዩ።

እቲ ዘሎ ነገር ድሙቕ ሰማያዊ ሕብሪ ዘለዎ ኩዕሶ እግሪ እዩ። እቲ ኣብ ስእሊ ዘሎ ኣቕሓ ክቢ ኩዕሶ እግሪ እዩ። ሕብሪ እታ ኩዕሶ ምሉእ ብምሉእ ፍኹስ ዝበለ ሰማያዊ እዩ። እታ ኩዕሶ ባህላዊ ቅዲ ኩዕሶ እግሪ ኣለዋ።

መራሒ ሰሜን ኮርያ ኪም ጆንግ ኡን ኣብ ሓደ መፍረ ኒዩክለራዊ ንብረት ክዘውር ይረአ ኣሎ። ብኻልኦት ሽዱሽተ ሓለፍቲ ተዓጂቡ ይርከብ። ሰሜን ኮርያ ተወሳኺ ፈተነታት ኒዩክለር ንምክያድ ትዳሎ ድያ ዝብል ተወሳኺ ሓበሬታ ትደልዩ?

ዋው! ጽብቕቲ ሓዳስ ማሽን ስፌት! ሓዳስ ማሽን ስፌት ኣላ! እታ ማሽን ጽሩይን ዘመናውን ዲዛይን ዘለዋ ኮይና፡ ኣማራጺታት ስፌት ዘርኢ ንእሽቶ ዲጂታላዊ ስክሪን ኣለዋ። ንዝተፈላለዩ ዕማማት ስፌት ዝኸውን ምልክታትን መጠወቒታትን ብንጹር ተቐሚጡሉ ኣሎ!

ካብ መኪና ካሳታት ቢራ እናውረዱ ይርከቡ ። ኣልከላዊ መስተ ብብዝሒ ምስታይ ንጥዕናና ብጣዕሚ ጎዳኢ እዩ ።ትሕቲ 18 ዕድሚኦም ኣልከላዊ መስተ ይስትዩ ዶ ?

ዝተፈላለዩ ኣትክልቲ ኣብ ድንካን ን ክሽየጡ ተዘርጊሖም ኣለዉ ን ኣብነት ሽጉርቲ ፣ ባናና ፣ ብርጭቅ ን ኣቨካዶን ኣለዉ ። ናይ ሓደ ኪሎ ባናና ክንደይ እዩ ?

ካብቶም ፍራምራ ሓደ ንምግላፅ ዝካል ፓፓየ ብጥማዕ መልክዕ ገይርና ንበልዖ ። ፓፓየ ድማ ናይማይ በዝሒ ኣለዎ ። ፓፓየ በሊዕኩም ትፍልጡ ዶ ?

ናይ ሓንቲ ሃገር ባንዴራ ፀላም ፣ቆፃል፣ ፃዕዳ፣ ቀያሕ ፣ኣብ ማእከላ ብፀላም ኮኮብ ዘለዋ ባንዴራ ናይ መን ሃገር ባንዴራ እያ ?

ኣብ ገጠር ዝርከብ ቀሊል ሓደ ደርቢ ህዝባዊ ህንጻ እዩ። እቲ ህንጻ ጻዕዳ መንደቕ፡ ብቕድሚት ነዋሕቲ መስኮት ብርጭቆ፡ ብጸጋም ድማ ክፍልታት ቀይሕ ሕጡብ ኣለዎ። እዚ ህንጻ ብልክዕ እንታይ ከም ዘገልግል ካብቲ ምስሊ ክትፈልጥ ትኽእል ዲኻ?

እዚ ጻዕዳ ፊሊፕስ ኤልኢዲ ኣምፑል ዘርኢ እዩ። ኣብ ማእከሉ “ፊሊፕስ” ዝብል ቃል ተጻሒፉ ኣሎ፣ ኣብ ታሕቲ ድማ ብረት መሰረት/ክላምፕ ኣለዎ። እዚ ኣምፑል ካብ ምንታይ ትካል እዩ ትብሉ?

ኣብ ፊቱ ሰፊሕ ናይ ኮብል ስቶን ምንፃፍ ዘለዎ ፅቡቕ ህንፃ ይርአ ኣሎ፡፡ ከባቢኡ ግን ተኽሊ የብሉን፡፡ ሰባት ንህንፃ አምበር ንተኽሊ ትኹረት ዘይህቡ ስለምንታይ እዩ?

ቀለም ንምልካይ ዝሕግዝ ብራሽ እውን ኣብቲ ስቴንድ ይዓርፍ። ኩሉ ኣብ ዕንጨይቲ ዝተሰርሐ ጠረጴዛ ዝተቐመጠ ኮይኑ፡ ንህጻናት ዝኸውን ናይ ስነ-ጥበብ ግዜ ድሉው ምዃኑ የመልክት። ከምዚ ዓይነት ማይ መሰረት ዝገበረ ቀለም ንትምህርቲ ስነ-ጥበብ ህጻናት እንታይ ረብሓ ኣለዎ?

ኣብ እዋን ነዊሕ ኣገልግሎት ቤተ ክርስቲያን ከም ደገፍ ኮይኑ የገልግል። እዚ ትርኢት ኣብ ዓበይቲ ሃይማኖታዊ በዓላት ከም በዓል ፋሲካ ወይ ልደት ልሙድ እዩ። ሰባት ኣብ ግዜ ኣገልግሎት ክሳብ መዓስ ደው ኢሎም ይጽልዩ?

እዚ ጽቡቕ ባህላዊ ኣከዳድና፡ ኣከዳድናኦምን ኣቃውማኦምን እውን ታሪኽ ባህሎም ይነግር። ይመስል። እዚ ባህላዊ ክዳን ዝለበሱ ሰባት ኣብ ዓመት እንታይ በዓላት ወይ ፍጻመታት የብዕሉ?

ብዙሓት ህጻናት ኣብ ደገ ተኣኪቦም ይረኣዩ። ኣብ ቀጠልያ ሳዕርን ደረቕ መሬትን ኮፍ ኢሎም ደው ኢሎም ኣለዉ። ዝተፈላለየ ክዳውንቲ ተኸዲኖም ገሊኦም ከም መጽሓፍ ዝኣመሰሉ ነገራት ተሰኪሞም ይርከቡ። እቶም ህፃናት እንታይ ይገብሩ ኣለዉ?

እንቋቑሖ መውቅዒ መሳርሒ ይርአ ኣሎ፡፡ ኣብ ከባቢና እንቋቑሖ ንምውቃዕ ዝጭነቅ ሰብ የለን፡፡ ኣብቶም ስልጡናት እንቋቑሖ ንምውቃዕ ጥበብ ዘድለዮ ምዃኑ ኣየግርምን?

እዚ ብመዓልቲ ኣብ ጎደና ከተማ ዝርከቡ ሰባት ዘርኢ እዩ። ኣብ ድሕሪት ህንጻታት ከተማ፡ መብራህቲ ትራፊክን ሰማያዊ ሰማይን ኣሎ። እቶም ኣብ ማእከል ዘለዉ ሰባት ተመሳሳሊ ባህላዊ ክዳን ተኸዲኖም ኣለው።

መናእሰይ ሚክሰር ትበሃል ማሽን ተጠቒሞም ስሚንቶን ሓሸዋን ይሓውሱ ኣለዉ፡፡ እዛ መሽን ምጥቃም ኣብ ልዕሊ ጉልበት ሰብ ምጥቃም ዘለዎ ሓለፋ እንታይ እዩ?

ሓንቲ ጋል ኣንስተይቲ ኣብ ማእከል ዝተሰንጠቀ ኮመደረ ሒዛ ፍሽክ ትብል ኣላ ። እዚ ኮመደረ ኣብ ሰውነትና እንታይ ጥቅሚ እለዎ ?

ካብ እቶም ኦርቶዶክስ ተዋህዶ ክርስትና ተከተሊት ካብ ዝኮኑ ሰባት ኣብ ኣብያተ ቤተ ክርስትያን ውሽጢ ኮይናነ ደቂ ኣንስትዮ እንታይ ዓይነት ክዳን ተከዲነን ዘለዋ ይመስለኩም?

እዚ ናይ ገፅ ቆርበት ምምርማርን ሕክምናን መስርሕ ዘርኢ ኮይኑ ።እቲ ሕብራዊ ካርታ ሙቐት ዝመስል ስእሊ ንዝተፈላለየ ኽፋላት ገፅ የጉልሕ መብዛሕትኡ ግዜ ድማ መጠን ዘይቲ ሕብሪ ማይ ወይ ጕድኣት ቈርበት ንምርኣይ የገልግል።

ክልተ መንእሰያት ደቂ ኣንስትዮ ይረኣያ፤ ጸሊም ክዳን ተኸዲነን ፍሽኽ እናበላ ብሓባር ደው ኢለን ኣለዋ። እቲ ሓንቲ ጸሊም ክዳን ምስ ገፊሕ ቀበቶን ዝተጠልፈ ካቦት ዝመስል ክዳንን ፡ እታ ሓንቲ ሓጺር ክዳን ተኸዲና ቦርሳ ሒዛ ትርከብ።

እዚ ቦታ ናይ ኢንዱስትሪ ፓርክ ዝተሃነፀሉ እዩ፡፡ እዚ ቦታ ኢንዱስትሪ ዝጠልቦም መሰረተ ልምዓት ዝተማልአሉ እዩ፡፡ ንኣብነት ኢንዱስትሪ እንታይ ዓይነት መሰረተ ልምዓት ክጠልብ ይኽእል?

እቲ ምስሊ ሓደ ሰብ ቡን ወይ ሻሂ ኣብ ኩባያታት ከፍስስ ወይ ከዓ ክቐድሕ ዘርኢ እዩ። እዚ ባህላዊ ልምዲ እንታይ ይገልፅ?

እዞም ኣብ ምስሊ ዝርአዩ ዘለዉ ሰብኣይ መምህር ገብረኺዳ ደስታ ይበሃሉ፡፡ እዞም ሰብ ኣብ ኣምሓራን ትግራይን ዘተኮረ ናይ ሚስዮናውያን ፀሓፍቲ ትንታነታት ዘዘንትዉ እዮም፡፡ እዚ ቅቡል ዶ ትገብርዎ?

ብፍሉይ ጥበብ ብእምኒ ዝተነደቐ ዓብዪ ገዛ ይርአ ኣሎ፡፡ ወለድና ብእምኒ ገዛ ብምስራሕ ካብ ዓለም ቀዳምነት ዘለዎም እዮም፡፡ እዚ መንደቕ ናቶም ውርሲ እዩ፡፡

ንኣርባዕተ ሰባት ዝኸውን ዘመናዊ ናይ ቤት ጽሕፈት መደበር ስራሕ ዲዛይን እዩ። ነቶም ናይ ስራሕ ቦታታት ዝፈላልዩ ሓጸርቲ መከፋፈልቲ ኣለዎም። እቶም ዴስክታት ብናይ ቤት ጽሕፈት ናውቲ ከም ኮምፒተር ሞኒተር፡ ላፕቶፕ፡ ኪቦርድን ገለ ዝተሓትሙ ሰነዳትን ዝተመልኡ እዮም።

እቲ ሓረስታይ ኣብቲ መሬት ዝሕረሰሉ ደረቕን ቡናዊን ሓመድ ደው ኢሉ ይረአ። እቲ ባህላዊ ኣገባብ ሕርሻ (ብብዕራይ ዝስሓብ ማሕረሻ) ኣብ ሕርሻ ኢትዮጵያ ብፍላይ ኣብ ምፍራይ ዝራእቲ እኽሊ እንታይ ኣገዳስነት ኣለዎ?

እዚ ኣብ ንጹር መዓልቲ ብባህላዊ ቅዲ ዝተሰርሐ ገዛ ዘርኢ እዩ። ኣብ ማእከሉ ብዕንጨይትን እምንን ዝተሰርሐ መንደቕ ዘለዎ ክቢ ገዛ እዩ። ኣብ ቅድሚት ጽሩብ መንገዲ፡ብጎኒ ድማ ሕብራዊ ተክልታት ኣሎ። ኣብ ታሕተዋይ ጸጋማይ ሸነኽ ብሓጺን ዝተሰርሐ ናሕስን ይርአ።

እዚ ናይ ሓደ ፊደላት ትግርኛ ዝምህር መጽሓፍ ክፉት ገጽ እዩ። ኣብ ላዕሊ ብትግርኛ “ፊደላት ትግርኛ”ዝብል ጽሑፍ ኣሎ። ዲዛይን ናይ’ታ መጽሓፍ ድሙቕን ሕብራዊን ኮይኑ፡ኣብ ዙርያኡ ከዋኽብትን ቅጥዕታትን ኣለዎ። ከመይ ጌርካ ፊደላት ትግርኛ ክትመሃር ቀሊል ኮይኑ ይትረክቦ?

እዛ ማሽን እዚኣ ናይ ችፕስ ማሽን እያ እዛ ማሽን እዚኣ ቡዙሕ ሰብ እንዳገዛአ ብቀሊሉ ኣብ ፅርግያ ኮፍ ኢሉ ቡዙሕ ኣታዊ ዝጥቀመላ እዩ።

ብሞተር ብሽክለታ ዝጓዓዙ ፖሊስ እዮም። መብዛሕትኦም ቀጠልያ ልዑል ርኡይነት ዘለዎ ጃኬትን ቁራዕ ርእሲን ዝለበሱ ኮይኖም፡ ኣብ ቅድሚት ዘሎ ፖሊስ ሰማያዊ ዩኒፎርም ዝለበሰ ኮይኑ፡ ካብ ፌደራል ፖሊስ ኢትዮጵያ ወይ ፖሊስ ትራፊክ ከተማ ምዃኑ ከመልክት ይኽእል እዩ።

ዃርቲዝ ዝበሃል መኣድን ይርአ ኣሎ፡፡ እዚ መልክዑ ደስ ዝብል ዘብለጭልጭ መኣድን ኣብ ትግራይ ብብዝሒ ይርከብ እዩ፡፡ ግን ንምንታይ ይጠቅም ይኸውን?

እቲ ትርእይዎ ዘለኹም ብጆክን ኣፍቲ መስተይ ተቀዲሑ ዘሎ ባህላዊ መስተ ኣብ ሃገርና ዝፍለጥ ስዋ ዝባሃል ዓይነት መስተ እዩ። አዝዩ ጥዑም እዩ።

ብዙሓት ተመሃሮ ን መምህሮም ይከታተልዎ ኣለዉ ። እቶም ተመሃሮ ሓደ ዕይነት ክዳን ተከዲኖም ኣለዉ ። እቲ መምህር እንታይ ዕይነት ትምህርቲ የምህሮም ኣሎ

ኣብ ከተማ ኣዲስ ኣበባ ብዙሓት ብጫን ቀጠልያን ዜድ-ሉሲ ሜትሮ ዘለወን ታክሲታት ይንቀሳቐሳ ኣለዋ። እዘን ታክሲታት ብመዐቀኒ ዝሰርሓ ኮይነን፡ ኣገልግሎተን ንምምሕያሽ ድማ ማእከል ጻውዒትን ድሒሩ ድማ ኣብ ኣፕ ዝተመርኮሰ ናይ ውዳሴ መድረኽን ተማሂዙ።

ሪፖርተር ጋዜጣ ዝተፈላለየ ዛዕባታት ሒዙ ይርአ ኣሎ፡፡ እዚ ጋዜጣ ኣብ ሕትመት ሚድያ ኣዝዩ ውሩይ እዩ፡፡ ብቐፃሊ ኸ ውሩይ ኮይኑ ክቕፅል ይኽእል ዶ?

እዚ ንሓንቲ ከተማ ካብ ኣየር ዝርአ እዩ። ኣብ ማእከል ድማ ብጽፉፍ ኣባይቲ ዝተኸበበ ዓቢ ክቢ ጽርግያ ኣሎ። ኣብ ማእከል እቲ ጽርግያ ሓምላይ ሳዕሪ ዝበዝሖ ቦታ ኣሎ፣ ኣብ ዙርያኡ ብዙሓት መካይን ተኣኪበንኣለዋ። ብየማንን ጸጋምን ብሕብራዊ መልክዕ ዝተሰለሙ ገዛውትን ድኳናትን ኣለዉ።

እዚ ኣርማ ምልክት ናይ ማሕበራዊ መራኸቢታት መርበብ ሓበሬታን ኣፕን ኮይኑ፡ ተጠቀምቲ ጽሑፍ፡ ስእሊ፡ ቪድዮ፡ GIFን ድምጽን ከካፍሉ ዝኽእሉሉ እዩ። ቱምብለር ኣፕ ብፍላይ ኣብ መንእሰያት ተፈታዊ ዝኾነሉ ቀንዲ ምኽንያት እንታይ እዩ?

እዚ ካብ እምኒ ዝተሰርሐ ታሪኻዊ ሓወልቲ ዘርኢ እዩ። እቲ መናድቕ ብእምኒ ተሰሪዑ፣ መሰረት ዘይብሉ፣ ኣብ ቀይሕ ሓመድ ድማ ደው ኢሉ ኣሎ። ኣብ ውሽጢ ደረቕ ሳዕርን ንኣሽቱ ተኽልታትን ይረኣዩ። እዚ ቦታ እዚ ታሪኻዊ ሓወልቲ ምዃኑ ዘመልክት እዩ።

ራጊ ሙደ ናይ ህንዲ ምግቢ ፣ ሕሱዮ ወይ ከዓ ጭብጦ ድማ ናይ ትግራይ ባህላዊ ምግቢ ኮይኑ ፣ካብ ሕሩጭ ጣፍ ወይ ምሸላን ስርናይን ዝስራሕ ምቁር ምግቢ እዩ፡፡ ጭብጦ ወይ ሕስዮ ባህላዊ ምግቢ ኣብ ካሊእ ቦታ ይፍለጥ ይኾን?

ዝተፈላለየ ቅርፅን መጠንን ዘለዎም ፋርኬታ ማንካታት ይርአዩ እኔዉ፡፡ እዞም ማንካታት ፀፋራት እዮም፡፡ እዞም ማንካታት እንታይ ዓይነት ምግብታት ንምምጋብ ንጥቀመሎም እዮም?

ንሱ ድማ ውህደት መዕጸዊን መፍትሕ ስልትን ዘለዎ ብረት ዝሰርሕ ሴፍ የርኢ። እቲ ማዕጾ ቁሩብ ክፉት ኮይኑ፡ ኣብቲ ሴፍ "ሁሉማርኬት" ዝብል ቃላት ይርአ። እዞም ብረት ዝሰርሑ ሴፍ እንታይ ዓይነት ንብረት ንምኽዛን ይጥቀሙ?

ኣብ ላሰቲክ ዝተዓሸገ ናይ ፋብሪካ ምርት ዝኮነ ከም ቡና ፣ ፓስታ ፣ ስማርት ዝብል ኣሎ ። እቲ ኣብ ቆፃል ላስቲክ ስማርትዝብል እንታይ እዩ ?

"እምቢ ንባእዳዊ ወራር" ብዝብል ኣርእስቲ ዝተዳለወ መፅሓፍ ገፅ ተገሊፁ ኣብቲ ገጽ እታ መጽሓፍ ታሪኻዊ ጅግና ሃፀይ ዮሃንስ ንጉሰ ነገስት ዘ-ኢ/ያ ስእሎም ተቐሚጡ፡፡ እታ መጽሓፍ ብሓደ ፍሉጥ ኢትዮጵያዊ ጸሓፊ ታሪኽ ዝተጻሕፈት ትመስል። ደራሲ እዛ መጽሓፍ መን እዩ?

ናይ ትግራይ ፖሊስ ኣርማ ይርአ ኣሎ፡፡ ኣብዚ ኣርማ ምስሊ ሓወልቲ ኣኽሱምን ሚዛንን ይርአያ ኣለዋ፡፡ እታ ናይ ሚዛን ምስሊ እንታይ ትርጉም ኣለዋ?

እዚ ሓንቲ ሰበይቲ ኣብ ሓደ ክፍሊ ደው ኢሉ ዘርኢ እዩ። ጸሊም ወይ ጸሊም ቀጠልያ፡ ዩኒፎርም ዝመስል ክዳን ተኸዲና ኣላ። እቲ ቦታ ክረአ ከሎ፡ውሽጣዊ ክፍሊ እያ ትመስል። እቲ ኣብዚ ዝረአ ዘሎ ሰብ እንታይ ዓይነት ክዳን እዩ ተኸዲኑ ዘሎ?

እዚ ዝተዳለወ ባህላዊ ምግቢ ኢትዮጵያ “ገዓት” ዘርኢ እዩ። እቲ ኣብ ማእከሉ ነዃል ዘለዎ ጠስሚ፡ ኣብ ልዕሊኡ ሓርጭን በርበረን ተገይርሉ። እቲ ርግኦ ኣብ ላዕሊ ተደራሪቡ ንኽብላዕ ድሉው ኮይኑ ኣሎ። ገዓት እንትብላዕ እንታይ ከም ዝውሰከሉ ትፈልጡ ዶ?

ካብ ዓይነታት ስፖርት ሓደ ዝኮነ ቮሊቮል እንትከውን ክልተ ክለባት ብጫን ሰሚያዊን ማልያ ዝገበሩ እንዳተፃወቱን ተዓዘብቲ ድማ ኮፍ ኢሎም እንዳተዓዘቡ እዮም።

ሓደ ሰብኣይን ሰበይትን ባህላዊ ክዳን ሃረር ተኸዲኖም ደው ኢሎም ኣለዉ። እቲ ሰብኣይ ጻዕዳ ሙሉእተኸዲኑ፡ኣብ በትሪ ተጸጊዑ ይርከብ። እታ ሰበይቲ ጽቡቕ ወርቃዊ ቅርጺ ዘለዎ ባህላዊ ክዳን ተኸዲና ደው ኢላ ኣላ። ብድሕሪት ድማ ንበዓልን ባህላዊ ንጥፈታትን ዝዳለዉ ዕስለ ሰባት ይረኣዩ።

ዝውቀት ቀይሕ ሽጉርቲ ኣብ መሸማዕ ተዘርግሑ ዝሽየጠሉ ቦታ እዩ ። ዝውቀት ቀይሕ ሽጉርቲ ንሽሮን በርበረን ወቅጥካ ቅመም ከምዝከውን ትፈልጡ ዶ?

ቆልዑ ኣሸንዳ ይዘላ ኣለዋ፡፡ ኣብ ኣሸንዳ ኣዋልድ እየን ክፃወታ ዝፍቀደለን፡፡ ሎሚ ግን ኣንስቲ እየን ኣብ ዝላ ዝውዕላ ዘለዋ፡፡ ባህልና ክሕሎ እንታይ ክግበር ኣለዎ?

ኣብ ማእከል ሓወልቲ ብወሰን ድማ ስገም ኮይኑ እቲ ማእከል ድማ ሰመያዊ ሕብሪ ዘለዋ ኣርማ ኣሎ ። እቲ ኣርማ ናይ መን ፓርቲ እዩ ?

እዛ ናይ ኤለክትሮኒክስ ማሽን ኮፒ ትባሃል። እዛ ኮፒ እዚኣ ድማ ቡዙሕ ወረቀት ኮፒ ክትገብረልና ትክእል እያ። እዛ ኮፒ እዚኣ ፉሉይ ሽማ እንታይ ትባሃል?

እዚ ኣብ ሳዕሪ ዝበዝሖ ግራት ዝተቐመጡ ዓበይቲ ናይ እምኒ መንበር ዘርኢ እዩ። ሓደ ዓቢ እምኒ ብሓደ ሸነኽ ተደፊኡ ከም መሸፈኒ ኮይኑይሰርሕ፣ ድሕሪኡ ኣብ ርሑቕ ብዙሓት መንበር እምኒ ትኽ ኢሎምይረኣዩ። እቲ ከባቢ ታሪኻዊ መቓብር ወይ መዘከርታ ቦታምዃኑ ይሕብር።

እዚ ኣርማ እዚ ናይ ህዝባዊ ወያነ ሓርነት ትግራይ ጋዜጣ እዩ ። ኣብ ዝሓለፈ እዋን ብጣዕሚ ተነባቢ ነይሩ ኣብዚ ሕዚ እዋን ግን ተጠላቢነቱ እናወረደ እዩ ። ንስካትኩም ተንቡቡ ዶ ?

ውሑድ ዝፈገሮ ዓብዪ ጋምስቲ ይርአ ኣሎ፡፡ እዚ ጋምስቲ ከይሰፍሕ ምንም ዓይነት መከላኸሊ ኣይተገብሮን፡፡ ንምንታይ እዩ ግን መሬትና እንዳተባሕጐጎ ስቕ ኢልና ንርኢ?

ብዙሕ ጽዕነት ዘለዋ ናይ ጽዕነት መኪና እያ። ድሕሪትን ናሕስን ብዝተፈላለየ ዓበይቲ ቦርሳታትን ሳንዱቕን ዕሹጋትን ተጨናኒቑ ኣሎ። ክልተ ሰባት ኣብ ልዕሊ እታ ናይ ጽዕነት መኪና ክድይቡ ይረኣዩ። ጽዑቕ ናይ ንግዲ ሃዋህውን ብርቱዕ ትራፊክን ዝብል ጦብላሕታ ይህብ።

በረክቲ እምባታትን ተክልታት ዘለው ኮይኖም ኣብ ታሓራሳይ መሬት ኮይኑ ኣብኡ ድማ ሓደ መንእሰይ ወላድን ወላዲትን እውን ኣለው። እቶም ክልተ እንስሳ ዘቤት እንታይ ይባሃሉ ሽሞም ይመስለኩም?

እዚ ህንጻ ፖስታ ቤት እዩ። ኣብ መንደቕ ዝተሰቕለ ሳንዱቕ ፖስታ ኣብ የማናይ ሸነኽ ዘሎ ብጫ ሳንዱቕ መእተዊ ናይቲ ህንጻ ብሓጺን ዝተሰርሐ ኣፍደገን ብእሾኽ ዝተሰርሐ ሓጹርን ዘለዎ እዩ።

ቡን ብጀበና ኣብ ምድጃ ተሰኽቲቱ እኒሀ፡፡ ቡን ካብ ሻሂ ፍሉይ ካብ ዝኾነሉ ምኽንያታት ሓደ ኣብ ጀበና ዝስኽተት ምዃኑ፡፡ ካብ ኣፈላላዮም ትፈልጥዎ ካልእ ኸ እንታይ ኣሎ?

ቀዳሕ ናይ ላዕሊ ክዳንን ቆቢዕን ዝገበራ ናይ ነዳዲ መዓደሊ ሰራሕተኛ ይርአያ ኣለዋ፡፡ ሰብ በብስርሑ መፍለዪ ክዳን እንተተኸዲኑ ኣገልግሎት ምስ ዝደሊ ዘለዎ ረኽቢ ቀሊል ይኸውን፡፡

ካብ ኣረጊት ከተማ (ጁጎል) ሃረር ኢትዮጵያ ብለይቲ ዝተራእየ ትርኢት እዩ። እቲ ናይ ጎደና መብራህቲ ነቲ መንደቕ ብብጫ ዝሕብሩ ብርሃን የብርሆ፤ ኣብ ታሕተዋይ ጸጋማይ ኩርናዕ ናይቲ ምስሊ፡ መዓልታዊ ንጥፈታት ዝገልጽ ይርአ። ኣብየነይቲ ከተማ እያ ትርአ?

አብ ትግራይ ካብ ዝርከቡ ቁነታት ሓደ ግልብጭ እንትኮውን እዘን አደ ድማ ግልብጭ ተቂኒነን ነፀላ ገይረን አብ እኩብ ሰባት ጠጠው ኢለና ንዕዘብ።

ነዋሕቲ ፍሉያት ፎቓትን ናይ ፅርጊያ ዲዛይናትን ዝርአዩሉ ክፍለ ከተማ ይርአ ኣሎ፡፡ እዚ ናይ ኣዲስ ኣበባ ክፍለ ከተማ እንታይ እናተባህለ ይፅዋዕ?

ድንገተኛ ናይ ሕሙማን መሕከም እንትኮን እዚ ሕክም ኮይኑ ንሕሙማት ኣብ ሕክምና ቀልጥፍካ ንምሕካም ዝጠቅም እንትከውን እዚ ድገኛ ሕክምና እንታይ እደተበሃል ይፅዋዕ ካርድ ምውፃእ ከ ይፍቀድ ዶስ ወይ ስቅልካ ትሕከም ትፈልጥዎዶ?

ጃባ ዝመስል ክዳን ተከዲና ፍሽክ ትብል ኣላ ፀጉራ ድማ ሓፂር እዩ ። ናይ ሓደ ጃባ ዋጋ ክንደይ እዩ ምን ከ ይክደኖ ?

ፈልሲ ተኽሊ ትንከባኸብ ጓል አነስተይቲ ንርኢ ኣለና፡፡ ነዞም ፈልስታት ምድላው ናይ ባዕሉ ጥበብ ዝሓትት እዩ፡፡ ንምዃኑ ፈልሲ ኣቐዲሙ ምድላዉ ንምንታይ ይጠቅም?

እዚ ቆሙሽ እዚ ካብ ጡጥ ዝተፈተለ እንትኮን እዚ ድማ ብማእለማ ዝተኣለመ ጥበብ ወይ ዓለባ ይበሃል። እዚ ዓለባ ድም ተጠሊፉ ንርኦ ኣለና።

እዛ ኣብ ምስሊ ትርአ ዘላ ፍጥረት ጊሐ እናተባህለት ትፅዋዕ፡፡ ሕማቕ ሰብ እውን ብናታ ምሳሌ ጊሐ እናተባህለ ይፅዋዕ፡፡ ስለምንታይ ይኾን ናይ ሕመቕ ምሳሌ ዝኾነት?

ሓለዋን ክንክን ይግበረሉ ከምዘሎ ብግልፂ ዝርአ ሽንጥሮ እኒሀ፡፡ ኣብዚ ሽንጥሮ ሳዕሪ በቑሉ እኒሀ፡፡ ከምዚ ዓይነት ሽንጥሮ ኣብ ከባቢና ኣሎ ዶ?

እዚ ዘመናዊ ክዳን ሓበሻ ኣብ ክልቲኡ ሞዴላት ክንደይ ጽብቕቲ ትመስል! ጽሬት ናይቲ ጻዕዳ ጡጥ ምስቲ ወርቃዊ ስራሕ ጥልፊ ተደሚሩ ክብሪ ትውፊት ምስ ዘመናዊ ፋሽን የወሃህዶ። ነዚ ፍሉይን ሰሓብን ክዳን ክገዝእ ድኳን ኣበይ ክረክብ ይኽእል?

ፀሊም ዝሕብራ ዶልፊን መኪና ትርአ ኣላ፡፡ እዛ መኪና ዘመናዊት እያ፡፡ ደማቕ ፀሊም ንዝኾነ ሕብራ ግን ኣይፈተኹዎን፡፡ ንስኻትኩም ከ ሕብራ ትፈትዉዎ ዶ?

አብ ሓደ ዓብይ ሆቴለ ዝተፈላለየ ሕብሪ ዘለዎም ናይ መስተ ዓይነታትን ናይ ሓወልቲ ቅርፂ ዘለዎም ብኦም ዝተሰርሑ ጣውላታትን ብዝተፈላለየ ሕብሪ ዝተሰፈየ ጊባቦ ናይ እንጀራ መቀመጢን ይርከቡዎም፡፡ እዚ ሆቴል ሽሙ እንታይ ይበሃል?

እዚ ኣብ ከባቢ ሓወልቲ ኣኽሱም ዝርከብ ከባቢ እዩ፡፡ እዚ ከባቢ ብናይ ኣየር ፎቶ እንትርአ ፍሉይ ግርማ ዘለዎ እዩ፡፡ እዚ ናይ ፅዮን ምድሪ ልዑል ክብሪ ዘለዎ ምዃኑ ትፈልጡ ዶ?

ቫዝልንን ሻንፖ ዝተፈላለዩ ዓይነት ናይ ፋብሪካ ውፅኢታት ዝኮኑ ደቂ ኣንስትዮ ደቂ ተባዕትዮን ዝጥቀምሉ ኮይኑ ኣብ ምንታይ ቦታ ተኣኪቦም ይርከብ ?

ኣብዚ ኣብ ቲቪ፡ ኣባይ ፊልም"ዝብል ወርቃዊ ሕብሪ ዘለዎ ምልክት፡ ንየማን ኣብ መከላኸሊ ዋልታ ደው ኢሉ፡ካሜራ ወይ ናይ መድረኽ መሳርሒ ይመስል። ወርቃዊ ምልክት ኣባይ ፊልምስ ኣብ ብርሃን ወርሒ ተቐሚጡ ኣሎ። እቲ ትርኢት ንመኽፈቲ ፊልም ዝግበር ምድላው ይገልጽ።

ገልገለመስቀል ዝበቖሎ ከባቢ ይርአ ኣሎ፡፡ እዚ ዕምበባ ኣብ ዓመት ኣብ ዝተወሰነ ወቕቲ ዝርአ እዩ፡፡ እዚ ዕምበባ ዝወፀሉ ወቕቲ መዓዝ እዩ?

ኣብዚ ኣብ መሬት ጸሊም ናይ ቤት ጽሕፈት መንበር ይርአ፣ ከምኡ’ውን ሰለስተ ጻዕዳ ፋይሊንግ ካቢነታት ዘለዎ ናይ ቤት ጽሕፈት ጠረጴዛ ኣሎ፤ ብድሕሪኡ ዕጹው ብረት ማዕጾን ብጎኒ ብሕብሪ ዝተለጠፈ መንደቕን ይረአ ኣሎ።

ብዙሓት ፈለስቲ ብጫ ክዳን ተከዲኖም ኮፍ ኢሎም ኣለዉ ሓደ ካብዮም ፈለስቲ ደው ኢሎም ኣለዉ ። ሰብ ንምንታይ እዩ ዝፍልስ ?

እዚኣ ኤፕሰን ኤክስፒ-4105 እትበሃል መሕተሚት እያ። ኩሉ ኣብ ሓደ ዝሰርሕ ኢንክጀት መሕተሚ ኮይኑ፤ ሕትመት ስካን ምግባር እትጠቅም ንመስራቤታት ንኽትጥቀሙላ ዝተዳለወት እያ።

እዚ ከም እንዕዞቦ እዚ ናይ መጽሓፍ ምርኢት ወይ ናይ መጽሓፍ ዕዳጋ የርኢ። ብዙሕ መጻሕፍቲ ዝመልአ ሰደቓታት ተደራሪቡ ንመሸጣ ድማ ዝቐርብ እዮም።

እዚ ብጸሊምን ወርቅን ዝተሰርሑ መሳርሒታት ዘርኢ እዩ። ብዙሕ ጸሊም ኩዕሶታትን ወርቃዊ ስቱድስን ዘለዎ መንጠልጠሊ ኣንሶላ ኣሎ፡ ኣብ መወዳእታ ድማ ባህላዊ ቅርጺ ዘለዎ ብወርቂ ዝተሰርሐ ዓቢ ቀለቤት ኣሎ። እዚ መመላክዒ እንታይ ዓይነት ጌጣጌጥ እዩ?

ማሕበር ልምዓት ትግራት ትባሃል ትካል ብህዝቢ ዝትመስረተት ንህዝቢ ትጠቅም እያ ። ኣብ ሕዚ እዋን ግን ንህዝቢ ትጠቅም ዘላ ኮይኑ ኣይስማዓንን። እስካትኩም ከ ከመይ ትርእዋ እስኪ ግለፁ ?

መሸጢ ባህላዊ ክዳናትንን ሽፎንን ኣብ በሪ ተንጠልጢሉ ይርአ ኣሎ፡፡ ክዳውንቲ ኣብ ባንቡላ ኣትዩ ኣብ በሪ ተንጠልጢሉ ዝረአ ንምንታ ዓይነት ዕላማ እዩ?

ኣብ ታሪኻዊት ከተማ ኣኽሱም፣ ኣብ ክልል ትግራይ ሰሜን ኢትዮጵያ ዝርከብ ጥንታዊ ሓወልቲ እምኒ እዩ። ካብ ሓደ እምኒ ግራናይት ዝተቐርጸ ኮይኑ፡ ጥንታዊ ስልጣነ ኣክሱሚት ዘርኢ እዩ። እዚ ታሪኻዊ ቦታ ኣብ ኢትዮጵያ ዓብዪ መስሕብ ቱሪዝም ምዃኑ ትፈልጡ ዶ?

ኣብዚ ሓደ ህጻን ኣብ ጎኒ መንደቕ ደው ኢሉ ይርአ። ኣብ ላዕሊ፡ ሓምላይ ናይ መስጊድ ሚናር ብንጹር ይርአ። ኣብ ልዕሊ እቲ መንደቕ ሓደ ዓቢ ገረብ ኣሎ፣ እንስሳታት ድማ ኣብ ጥቓ እቲ መንደቕ ይከዱ ኣለው።

ኣርማ ናይ ሓንቲ ክለብ ኩዕሶ እግሪ ኢትዮጵያ። ታሪኻዊ ምልክታት ከተማ መቐለ፣ ሓወልቲ ሰማእታትን ቤተ መንግስቲ ንጉስ ዮውሃንስ ራብዓይን፡፡ ጽሑፍን ዝሓዘ እዩ። እዚ ኣርማ ናይ ኣየነይቲ ስፖርታዊ ክለብ እዩ?

ሓደ መንእሰይ ኣብ ብመስመር ዝተዘርአ ዝራእቲ መዳበርያ ይብትን ኣሎ፡፡ እቲ እኽሊ ብመስመር ብምዝርኡ መዳበርያ ኣብ ምብታን ዝህልዎ ምቹውንት ከመይ ትርእይዎ?

ኣብ ባህላዊ ስነ-ስርዓት ቡን ዝጥቀሙሉ ባህላዊ ድስቲ ጭቃ። እቲ ድስቲ ጸሊም ኮይኑ ክቡብ ታሕተዋይ ክፋል ዘለዎ ኮይኑ፡ ኣገዳሲ ኣካል ባህሊ ኢትዮጵያ እዩ። እቲ ድስቲ ኣብ እዋን ስነ-ስርዓት ክንደይ ግዜ ቡን ንምፍላሕ ይጥቀመሉ?

እዚ ብስክሪፕት ታይፉ ዝተጻሕፈ "ኤፒኤፍ" ዝብል ቃል ዘለዎ ሰማያዊ ሞላሊት የርኢ። እቲ ሕብሩ ጻዕዳን ሰማያውን ኮይኑ፡ ኣብ ውሽጡ ዝተፈላለየ ክቢ ቅርጽታት ኣለዎ። እዚ ኣርማ ኤፒኤፍ ንኣየናይ ትካል ከም ዝውክል ትፈልጡ ዶ?"

አብ ፀሊም ሕብሪ ሓመድ/ዋልካ ዘለዎ ናይ ሕርሻ ቦታ ዝተፈላለዩ ሓምለዎት አዝርእቲን ወሰን ወሰን ከዓ ዕሾኽ አድጊ ዝበሃልን ተሓፂሩ ይርከብ፡፡ አብ ጥቅኡ ከዓ ብቆርቆሮ ዝተሰርሑ ገዛውቲን ዓበይቲ ቀላሚጠስን አለው፡፡ እዚ በቂሉ ዘሎ ዘርኢ እንታይ ይበሃል?

ኣብ ዕረብያ ቢራ ዝመለአ ካሳ ኣሎ ኣብ ጎኒ ድማ መኪና ኣላ ። ዋጋ ሓደ ካሳ ቢራ ክንደይ ቅርሺ እዩ ?

ልኡኽ ኢትዮጵያ ኣብ ፓሪስ ኦሎምፒክ (2024) ኣቀባብላ ወይ ስንብታ ዘርኢ ፍጻመ እዩ። ኣባላት እቲ ልኡኽ፣ ስፖርተኛታት (ኮሚሽነር ደርቱ ቱሉንን ተዓወቲ ማራቶንን ሓዊሱ)፣ኣብ ፓሪስ ዝነብሩ ኢትዮጵያውያን ይረኣዩ። እዚ ኣቀባብላ ወይ ስንብታ ንኣየናይ ውድድር ኦሎምፒክ እዩ ተኻይዱ?

እዚ ብኤሌክትሪክ ዝሰርሕ ማሽን ላዕለዋይ ክፍሉ ሞተር ታሕተዋይ ቤትሮን ካራን ድማ ምግቢ ዝቖርፅ ሚኒ ብሌንደር እንትከውን፣ ኮሚደረ፡ ሽጉርቲ ካልኦትን ንመምተሪ ይጠቅም።

ብዝተፈላለየ መልክዕ ብምፅሓፍ ይኩን ብምስአል ናይ ስራሕ ቦታካ ምፍላጥ ይከአል፡፡ ንአብነት ቨርችዋል ቤቲንግ፣ ቢምባ አቁሑ ወዘተ ይርከቡዎም፡፡ ፃዕዳ ሕብሪ ዘለዎ ታንከር ድማ ሓደ ሕብራዊ ክዳን ዝተከደነ ቆልዓ ጠጠው ኢሉ ይርከብ፡፡ ብፅሑፍ ምፍላጥ ይከአል ድዩ?

እቲ ባህላዊ ናይ ኢትዮጵያ ቡን ማንካ ካብ ጭቃ ዝተሰርሐ እዩ። እቲ መስርሕ ነቲ ጭቃ ኣብ መንኰርኰር ምቕራጽ የጠቓልል። እዚ ባህላዊ ኢደ ጥበብ ኮይኑ፡ እታ ሰበይቲ ካብ ጭቃ ትሰርሖ ዘላ ባህላዊ ኣቕሓ እንታይ ይበሃል?

ውዕሊ ሰላም ፕሪቶርያ ንክፈርስ ኣይንፈቅድን፣ መንግስቲ ዘፍርስ ዝኾነ ይኹን ኣካል ኣይንዕገስን በሃልቲ ሰልፈኛታት እኔዉ፡፡ ነዞም ሰልፈኛታት ዘለዓዓሎም ኣካል መን ይመስለኩም?

ባህላዊ ብኢድ ዝተሰርሑ መሶብን ካልእ ስፌትን ክረአ እንከሎ፡ ብየማን ድማ ብረታብረት፣ ከምኡውን ሰባት ኣብ ዕዳጋ ይንቀሳቐሱ ኣለዉ። ብጸጋም ልሙድ ዝረኣዩ ባህላዊ ስርሓት ኢድ እንታይ እዮም?

ናብ ፍሉይ ፅባቐ ዘለዎም ጐቦታት መራእይ ኣብ ዝኾነ ቦታ ናይ ኣጋይሽ መዕረፊ ቦታ ይርአ ኣሎ፡፡ እዚ ቦታ እንታይ ከምዝኾነ ብርግፅ ኣይፍለጥን፡፡ ግን ሎጅ ዶ ይኸውን?

እዚ ኣብ ወሰን ጽርግያ ንእሽቶ ቤት ምግቢ የርኢ። እቲ ናይ ደገ ቦታ ብዝተፈላለየ ሕብሪ ዘለዎም ነገራት ዝተዳለዉ ብዙሓት ጠረጴዛታትን መንበርን ኣለዉዎ። ዓበይቲ ነገራ ብሰማያዊ፣ ጻዕዳን ብጫን ጠረጴዛታት ተቐሚጦምጽላሎት ይህቡ። ነዚ ቦታ እንተበጺሐ ክፍትኖ ዝኽእል ዝበለጸ መግቢ እንታይ እዩ?

ሰባት ኣብ ሓደ ሓደ ከባቢታት ዝትከሉ ተክልታት ንሰባት ንመፅለሊ ከይኾኑ ንመካይናት መቀመጢ ይጥቀምሎም። ስለዚ ከምዚኦም ዝበሉ ቦታታት ካብ ዝተፈላለዩ ንብረታት መቀመጢ ነፃ ክኸውን ይግባእ።